ጉዕዞን ቱሪዝምን ስደትን ማለት ካብ ቦታ ናብ ቦታ ምንቅስቓስ ወይ ከዓ ካብ ቦታ ናብ ቦታ ለውጢ ምርኣይ ማለት እንትኸውን፤ ጉዕዞ ማለት ካብ ቦታ ናብ ቦታ ምንቅስቓስ፤ ቱሪዝም ማለት ተንቀሳቒስካ ምጉብናይ ፤ስደት ማለት ብዘይ ድሌት ምኻድ።

ሓቁሑት ሱፐር ማርኬት ማለት ኣብ ሓደ ሱፐር ማርኬት ዝሽየጡ ፅሬት

ሕብረተሰብን ስድራን ሕብረተሰብ ስድራን እኩብ ሰባት እንትኾኑ፤ ሕብረተሰብ ማለት ናይ ሓደ ከባቢ አኩብ እኩብ ሰብ አንትኾን፤ ስድራ ማለት ድማ ናይ ሓደ ገዛ እኩብ ኣባላት ሰባት ማለት እዩ።

መጋየጺ ማለት ዓይነታት ንብረት ወይ ከዓ ኣቑሑት ኮይኖም ብ ሰውነትና ወይ ከኣ ዝተፈላለዩ ኣቑሑ ወይ ንብረታት ወቂቡ ንክርአ መልኪዑ ንክርአ ዝጠቅም ንብረት ወይ መሳርሒ

መጋየፅን መማለክዕን ማለት ፅባቀ መልክዕ ሰብ ንምዕባይ ወይ ንምቅያር ንጥቀመሉ ንጥረ ነገራት ወይ ኣቁሑ ኮይኑ መብዛሕትኦ ግዜ ኣብ ገፅ፣ ቆርበት፣ ፅገሪን ፅፍርን ዘተኮረ እዩ፡፡

ምግብታት እንብሎም ደቂ ሰባት ንምንባር ጥዕናና ንምሕላው ኢሉውን ካብ ሕማም ንምኽልካል ተባሂሉ እነዳልዎ ንጥረ መዓድን ወይከዓ ምግቢ እዩ።

መጋየፅን መማላኽዕን ማለት ሓደ ነገር ወይ ካዓ ሓደ ህይወት ዘሎዎ እውን ወዲሰብ ኣብቲ ሒዝዎ ዝነበረ መልክዕ ወይ ካዓ ባህሪ ዘርእዮም ካሊእ መመላኽዒ ወይ ካዓ መወቀቢ ገጽ ምፍጣር ማለት እዩ።

መሰረታዊ ልምዓት ማለት ብሕብረተሰብን ወይ ከዓ ህዝብን መንግስትን ኣካላት ኣካለትና ሶሻላይት ወይ ዝስራሕ ኮይኑ ንህዝቢ ወይ ንሕብረተሰብ ብማዕረ ዝግልገለሉ ወይ ይዝጥቀመሉ ስራሕ ወይ ዕድልን እዩ፡፡

መስተታት ማለት ንሰባት ወይኸዓ ንሂወት ዘለዎም ነገራት ኻብ ዘለዎም ፃሞእ ንሞርዋይ ተባሂሉ ዝዳሎ ዓይነት ፈሳሲ ማለት እዪ።

ፀጉሪ ዝባሃል ኣብ ወዲ ሰብን ኢሉ እውን ኣብ እንስሳትን ክረአ ብተፈጥሮ ዝወቅል ዝክእል ኮይኑ ንመማላክዕን ካብ ሕማቅ ነገራትን ዝክላከል ተፈጥራኣዊ ክፍልታት እዩ፡፡

ናይ ገዛ ኣቁሑ ማለት ኣብ ገዛውትና ወይ ከዓ ኣብ ውሽጢ ገዛና እንግልገለሉ ዓይነታት ንብረት እንትኮኑ፡፡ ናይ ቢሮ ኣቁሑ ማለት ከኣ ኣብ መስርሒ ቦታና እንጥቀመሎም ዓይነት ንብረታት እዮም፡፡